ካብ እንስሳ ታይ ትፈቱ ታይ ደስ ይብለኩም? ኣነ ከዚ ከልበይ ድሙይ ብጣዓሚ እየ ዝፎቱ በተለይ ከልቢ ብጣዕሚ እዩ ደስ ዝብለኒ ክጫወት ከሎ በቃ ኩሉ ነገሩ ብጣዕሚ ደስ ካብ ዝብሉኒ ከልቢ እና ከልቢ እንስሳታት እዩ። ከልቢ ብጣዕሚ አየ ልፈቲ ንስኩም ከ ታይ ትፈትዩ?

ትምህርቲ ማለት ብርሃን ናይ ደቂ ሰባት ማለት እዩ። ደቂ ሰባት መጀመርያ ነፃ ወረቀት ኮይኖም እዮም ዝውለዱ ወይ ዝፍጠሩ ወይ ናብ ዝዓለም ዝመፁ ድሓር ብትምህርትን ብልምድን ብኣእሮም ከም ፃዕዳ ወረቀት ዝነበረ ቀለምን ፅሑፍን ካልኦት ክሕዝ ይክእል እዩ። ትምህርቲ ኣድላይ እዩ ዶ ትብሉ?

ቀደም ምትዕደዳግ ነገራት ማለት ስባት እንካ ሃባ ዝባህሉሉ ሽቀጥ ዝቀባበሉሉ ቅድሚ ቅርሺ ምምፅኡ ብጨው ከም ዝነበረ ታሪካት ይሕብሩ። ጨው ከም ቅርሺ ኮይኑ የግልግል ነይሩ ብኩሉን አብ ኩሉን ሰለ ዝግነይ ድማ ኩሉ ስብ ይጥቀመሉ ነይሩ። ትፈልጡ ዶ ነይርኩም እዚ?

ኤለክትሮኒክስ ማለት ልክዕ ከም ካልኦት ኣቁሑ ደቂ ሰባት ብዕለታዊ ሂወቶም ንምቅላል ኢሎም ዝጥቀምሎም መሳርሒ ኤለክትሮኒክስ ዝተብሃልሎም ምክንያት ጥራሕ ብሓይሊ ኤለክትሪክ ዝሰርሑ ስለ ዝኮኑ እዩ። ብዙሓት ዓይነታት ኤለክትሮኒክስ ኣለዉ። ንኣብነት ከም ሞባይል መርኣዪ ምስሊ ካልኦትን ኣለዉ እስቲ ትፈልጥዎም ተሃልዮም ዘርዝሩ?

ኣብዚ ሕዚ ዕድል ተትረክብስ እንታይ ምተማሃርኩ ኣብ ከባቢ ተፈጥሮ መፅናዕኹ፡፡ ተፈጥራዊ ክስተት ሃፍትታት ተፈጥሮ ብጣዕሚ እዮም ዘደንቕኒ ኣዕሟቐ ተትፈልጦም ኢለ ልምነ ስርዓተ ፀሓይ፣ ወርሒ ፣ መሬት ፣ ኣኽራናት፣ ማያዊ ኣካላት ኩሉ ብጣዕሚ እዩ ለገርም፡፡ ንስኹም ከ እንታይ ደስ ይብለኩም ደቂ ዓበይቲ?

ፖለቲካ ማለት ናይ ሓሳብ ክትዕ ወይ ናይ ሓሳብ ምህዳር ማለት እዩ ፤ደቂ ሰባት ኣብ ሓደ ከባቢ ስርዓት ንክተክሉ ስርዓት ንክሃንፁ ዝገብርዎ ናይ ሓሳብ ልዉዉጥ ክርክር እዩ። ኣብ ዘይማዕበላ ሃገራት ብዙሕ ጠንቂ ጉድኣት ኮይኑ ይርከብ። ፖለቲካ ኣፍልጦ ብዘይ ምህላዉ ሰባት ይጉድኡ። ንስኩም ከ ብምንታይ ትሪእዎ ብኣወንታ ወይ በኣሉታ?

ካብ ኣልኮላዊ መስተታት ኣልኮላዊ ትሕዝቶ ዘለዎም መስተታት ብባህላዊ መንገዲ ካብ ዝዳለዉ ኣብ ከባቢና ብፉሉይ ዝፍለጡ ሓደ ስዋ አዩ። ካሊእ እዉን ኣረቂ ወይ ከዓ ካቲካላ ዳተባሃለ ዝጸዋዕ እኒሀ ብታሚ መሪርርን ሓያልን እዩ። ብጣዕሚ አዩ ዘሰክር። ኣብ ከባቢኩም ትፈልጥዎ ብባህላዊ ዓይነት ልዛጋጀው ኣሎ ዶ?

መጋየፂ ዋላኳ ብፍሉይ ደቂ ኣንስትዮ ዘዘውትራ እንትኾና ደቂ ተባዕትዮ እውን ሓሓሊፎም የዘውትሩ እዮም። ብዙሓት ዓይነት መጋየፅቲ ክጥቀሙ ንርኢ ኢና። ንኣብነት ኣብ ከባቢ ራያ ኣብ ክሳዶም ዝኣስርዎ ዑንቂ ዝብሃል ኣሎ። ኣብ ከባቢኩም ከ እትፈልጥዎም ደቂ ተባዕትዮ ዝኣስርዎ ኣሎዶ?

መጋየፂታት ካብ ሰብ ሓሊፉ ኣብ እንስሳት ካብ እንስሳት ሓሊፉ ድማ ኣብ እንውንኖም ንብረታት ክንገብሮም ንኽእል ኢና፡፡ ንኣብነት ኣብ ከባቢ ዓድና ኣብ ደለዎ ወይድማ ማሕዘል እናተባህለ ዝፍለጥ ቆልዓ መሕዘሊ ዝጠቅም ዝተፈላለየ መጋየፂታት ክንገብረሉ ንኽእል ኢና፡፡ ዕንቂ፣ ጭጓጉሒት ኣብ ከባቢኹምከ ከምዚ ኣሎ ዶ?

ፖለቲካ ማለት ስነ ሓሳብ ማለት እዩ። ሓደ መራሒ ሃገር ወይ መራሒ ዘለዎ ሓሳብ ዓዲ ንከማዕብል ዝከራከሮ ሓሳብ ማለት እዩ ።ፖለቲካን ሓንቲ ናይ ዓዲ ዕብየትን ውድቀትን ከምፅእ ይክኣል እዩ። ኣየንኡ ትብሉ ትውድቀት ዶ ይዓዝዝ ወይስ ትዓወት?

መለስ ብ ዓድና ኢትዮጵያ ደንበር ፖለቲካዊ ስራሕቲ ዝሰሓቡ ፍሉጣት ሰባት ሓደ እዩ። መለስ ብዙሓት ሰባት በሊሕን ንቁሕን ሓንጎል ከም ዝነበረ ይምስክርሉ። ንዓዲ ዕብየት ድማ ዓብዪ ዕጃም ዝተፃወተ ጅግና መራሒ መለስ ዜናዊ እዩ። ካልኦት እትፈልጥዎም ፍሉጣት ሰባት አለዉ ዶ?

አንስሳታት ናይ ገዛን ናይ በረካን ተባሂሉ ናይ ገዛ ማለት ምስ ደቂ ሰባት ተላሚዶም ዝነብሩ እንስሳታት እንትኮኑ ናይ በረካ ድማ ኣብ በረኻ ካብ ሰባት ሪሕቆም ዝነብሩ እዬም ። እንስሳ ዘገደም ዝበሃሉ ከምኒ ኣንበሳ, ነብሪ ዝብኢ ኣለው ። ንስኩም ትፈልጦዎም ካልኦት እንስሳ ኣለው ደ?

ኣብ ዓድና ካብ ዘለዉ ፍልፍላት ሃፍቲ ቱሪዝም ብዙሓት ዑደት ጌረ ይፈልጥ እየ። ብፍላይ ዘይርስዖ ድማ ናብ ኣክሱም ዝገበርክዎ ጉዕዞ እዩ ።ብጣዕሚ ደስ በሃሊን ታሪካዊ ትምርቲ ዝተመሃርኩሉ ዕለት ኔሩ። ንስኩም ከ ዝጎብነክምዎ ወይ ዑደት ዝገበርክሞ ቦታ ይህሉ ዶ ?

ኮንጎ ጫማ ዝብሃል ብፍሉይ ምስ ህዝቢ ትግራይ ነዊሕ ናይ ታሪኽ ዘመናት ብፍሉይ ድማ ብኣብዝሓ እንጥቀመሉ ዓይነት ጫማ እዩ፤ ብጣዕሚ ደስ ዝብልን ብፍላይ ከዓ ታሪኻዊ ጫማ ኣብ ዕጥቃዊ ቃልሲ ተጋደልቲ ዝመልስዎ ዝነበሩ ጫማ እዩ። ካሊእ ጫማ ተጋደልቲ ዝገብርዎ ትፈልጡ ዶ?

ኣነ ካብ ዝተዓዘብክዎ ነገራት ኣሰራርሓ መንበሪ ገዛ ካብ ሓደ ከባቢ ናብ ሓደ ከባቢ ክንደየናይ ከም ዝፈላለ እዩ ማለት ኣብ ሓደ ከባቢ ዘሎ ኣሰራርሓ ገዛስ ተመሳሳሊ ይከውን ኣብቲ ካልእ ዘሎ ኣሰራርሓ ገዛስ ተመሳሳሊ ንኣብነት ኣብ ዓድና ፍልይ ዝበለ ኣሰራርሓ ኣሎ ኣብ ከባቢኩም እንታይ ዓይነት ኣሰራርሓ ኣሎ?

መሳርሕታት ማለት ብደቂ ሰባት ተሰርሑ ኮይኖም ጉልበቶምን ግዚኦምን ንምቁጣብ ዝጥቀሙሉ ዓይነታት መሳርሕታት እዮም ብዝተፈላለዩ ዓይነታት መሳርሕታት ንዝተፈላለዩ ዓይነታት ስራሕቲ ንጥቀመሎም ከም ኣብነት ምሳር እኽሊ መቁረፂ ንጥቀመሉ ግልቦትናን ግዜናን ድማ ይጠቅመና ካልኦት እውን ኣለው ። እስኪ ኣብ ከባቢኹም ታይ ኣለው ታይ ትፈልጡ?

ትግራይ ዓድና ዋና ክትልወጠሉ እትክእል ብግብርናን ብሕርሻን ሕርሻን ጥራሕ እዩ። ምክንያቱ ቴክኖሎጂ ዝተኣታተወን ነገር የለን እንተዳኣየዋፀና ኣብ መስኖ ዘትኮረ ስራሕቲ ፍርያት ኣትክልትን ኣሕልትን እተፍርይ ጥራሕ እዩ። ካልእ መፍትሒ ንሰብ እትብልዎ ይህልዎኩም ዶ?

መጋየፂ ማለት መመላኽዒ ዝብል ፍታሕ እንትህልዎ ሰባት መልኪዖምን ፀቢቆምን ንኽርኣዩ ኣብ ሞንጎ ሰባት ብጣዕሚ ቆንጅጆም ንኽርኣዩ ዝጥቀሙሉ ዓይነት መጋየፂ ይበሃል። መጋየፂ ቡዙሕ ነገር ይጥቀሙሉ ከም መግለፂ መንነት እዉን ከኾን ይኽእል እዩ። ንስኻትኩም ከ ትፈልጥዎ ዓይነት መጋየፂ ኣሎ ዶ?

ስራሕ ማለት ሰባት ንክነብሩ ወይ ድማ ሃፍቶም ንክውስኩ ዝገብርዎ ዕላታዊ ምንቅስቃስ እዩ። ስራሕ ቡዙሕ ዓይነት ስራሕ እንሄ። ካብ ዓይነታት ስራሕ ናይ ጉልበት ስራሕ፣ ናይ ቢሮ ስራሕ ፣ግልጋሎት ምሃብ ዝተፈላለዩ ዓይነታት ስራሕቲ ኣለዉ። እንታይ ዓይነት ስራሕ ይምቸወኩም? ኣየናይ ዓይነት ስራሕ ትፈትዉ?

ኣነስ ካብ ኩሉ ዓይነት ምግቢ ስጋስ ኣሕምልቲ ብደንቢ ገይረ ይመርፆ ::ብጣዕሚ ካብ ልምችወኒ ንምግቢ በተለይ ዛሕላ ኣሰራርሓ ትካኣል ተሎ ቀይስር፣ ፅሟቓት ናይ ኣትክልቲ ፍረፍምረ ብጣዕሚ እዮም ዝምቸይኒ ደቂ ዓበይቲ ኸ እንታይ ትፈትው እንታይ ይምችየኩም?

ነጋዴታት ሎሚ ፍሉይ ኣትኩረት ሂቦም ዝሰርሕሉ ዘለዉ ነገር እንተሃለወ ንብሮቶም ምፍላጥ እዩ። ምኽንያቱ ሎሚ ምፍላጥ እንተዘያፋሊጥካ ንብረትካ ሰብ እንተዘይኣፋሊጥዎ ማንም ክገዝኣካ ስለዘይክእል ምፍላጥ ብብዙሕ መንገዲ ይኽእል እዩ። እስቲ ካብቶም ትፈልጥዎም መፈለጢታት ዘርዝሩ?

ቀደም ወለድና ካብ ግንዛቤ ሕፅረት ዝተልዓለሲ ኩዕሶ ፍልፍል ኣታዊ ምኳኑ እንተይፈለጡ እንታይ ድዮም ዝብሉና ንይሮም። ኩዕሶ ተተጫዊትና ኣታ ጫማኩም ከይትውድኡ። ጫማኩም ትውድኡ አለኩም። ኣይ ኩዕሶ ናይ ስዲ እዩ ይብሉና ኔሮም። ብከምዚ ኢና ዓብይና እና ንስኹም ከ ብ ከመይ ኢኩም ዓብይኩም?

ብብዙሕ ምክንያታት ትምህርቲ ክመሃሩ ይኽእሉ እዮም። ንኣብነት ቅርሺ ንምርካብ፣ ንፍልጠት፣ መፈትሒ ንምንዳይ፣ ንዝና፣ ሀገር ንምምራሕ ንዝተፈላለዩ ክጠቅሙ ይክእሉ እዮም። ዝተፈላለዩ ክፍልታት ትምህርቲ ድማ ኣለው። እስቲ ካብ እትፍልጥዎ ክፍልታት ትምህርቲ ዘርዝሩ።

መሳርሒ ማለት ግዜናን ግልቦትናን ንምቁጣብ እንጥቀመሉ ዓይነታት መሳርሕታት እዮም ። ቡዙሓት ዓይነታት መሳርሕታት ኣለዉ ቀለልቲ ከበድቲ ንኣብነት:- ኣብ ሕርሻ እንጥቀመሎም ከምኒ ማሕረሻ ፣መዋሮ ፣መቋሕጭን ብዙሓት በቢከባቢኡ ናይ በዕሎም ሽም ኣለዎም ። ኣብ ከባቢኹም እንታይ ተባሂሎም ይፅውዑ?

ኣብ ዓድና ወይ ከባቢና ብዙሓት መመላክዕታትን መገያፅታትን ኣለዎ ብፍላይ ደቂ ኣንስትዮ ኣብ መርዓ ግዜ ዝገብርኦ ከምኒ ኩትቻ ኣምባር ቀለም ዝተፈላለዩ ካልኦት መመላክዕታት ደሚቀን ንክርአያ ይገብረን ፡፡ኣብ ዓድኩም ከ ትፈልጥዎ ወይ ካልኦት ኣለዉ ዶ?

ምግቢ ማለት ሓደ አካል መሰረታዊ ድሌት ናይ ደቂ ሰባት እዩ። ሰባት ንክነብሩ ኢሎም ዝምገብዎ ወይ ሰሪሖም ብዘጥረይዎም ንምግብነት የውዕልዎም። ብዘይ ምግቢ ስለ ዘይንበር እዩ። ምግቢ መሰረታዊ ተባሂሉ ናይ ብዙሓት ዓይነታት ምግብታት አለው ። እትፈልጥዎም ምግብታት ንተሊኦም እስኪ ዘርዝሩ?

ናይ ቢሮ ኣቁሑት ኮይና ኣብ ጠረጴዛ ኮፍ ትብል መስተይ ማይ ትመስል ጥርሓ እያ ክሉግዜ ወረቀት ድያ መጋየፂ ድያ እንታይ እዩ ጥቅማ?

ብዓይኒ ፊዚክስ ማሽናት ኢሉ እንትግለፅ ከሎ ማሽናት ማለት ንወዲ ሰባት ጉልበትን ጊዜ ዝቑጡቡ ሓደ ነገር ጉልበቱ ከቢድ ዝነበረ ኣቕሊሉ እንትስራሕ ካብ ዝገብሩ ቀለልቲ ማሽናት ተባሂሎም ይፅውዑ፡፡ ንኣብነት ካብ ቀለልቲ ማሽናት ኣብ ከባቢና ብፊዚክስ ዝተማሃርናዮም ማዕፂድ ፣ መባሮን ፋስን ኣለው፡፡ ኣብ ከባቢኹም ካልኦት ቀለልቲ ማሽናት ዝባሃሉ ኣለው ዶ?

ብዘሓት ዓይነት ባህላውን ዘመናውን መጋየፅታት አለው ። እዞም መገያየፅታት ደቂ አንስትዮ ከዓ ብፍላይ ይጥቀማሎም ።ንአብነት ካብ ደቂ አንስትዮ ካብ ዝጥቀማሎም ዓይነት መጋየፅታት ኩትሻ ዝበሃል ባህላዊ ደረጃ ካብ ቀደም አትሒዙ ዝመፀ ኩትቻ አብ ናይ ደቂ አንስትዮ አብ እዝነን ዝአስረኦ ዓይነት መጋየፂ እዩ። አብ ከባቢኹም ካሊእ ዓይነት መጋየፂ አሎ ዶ?

ስፖርት ማለት ኣብ ውሽጡ ብዙሓት ነገራት ዝሓዘ እዩ። ፀወታት አካላዊ ምንቅስቃስ፦ አካላዊ ምንቅስቃስ ማለት ቅርፂ ስብነት ወይ ጥዕና ንምሕላይ ዝገብርዎም ምንስቃሳት ኣዮም። ንኣብነት ጉያ ሓደ ኣካል ምንቅስቃስ እዩ። ካሊእ ከ እንታይ ዓይነት ኣካላዊ ምንቅስቃስ ትፈልጡ?

አብ ከባቢና ልርከቡ ዓይነታት ተኽሊ ንዝተፈላለዩ ጥቅሚ ይውዕሉ፡፡ ንአብነት፡- መሪር ዒረ ዝበሃል ኣብ ከባቢና ዕረ እናበልና ንፅውዖ ልስሉስን ጠንካራን ፀጉሪ ንክልየና ይገብር፡፡ ብጣዕሚ ፅቡቅ እዩ፡፡ ስውሑ ብምምካክ ኢና ንጥቀመሉ፡፡ ካሊእ እትፈልጥዎ ዓይነት ተኽሊ አሎ ዶ?

አብ ሱፐር ማርኬት ካብ ዝርከቡ እቁሑት ንአብነት አሞ፣ ዘይቲ፣ አረቂ፣ ዝተፈላለዩ ፋብሪካታት ዝምረቱ ንብረታት ኤለክትሮኒክስ ክንረክብ ንክእል ኢና ። ብዙሓት ብሰፊሑ ብዙሓት ግልጋሎታት ንግልገለሉ ናይ ዕደጋ ማእከል እዩ። እትፈልጥዎም ሱፐር ማርኬት አብ ከባቢኩም አለው ዶ?

ሓደ ህፃን ኣብ ሕብረተሰቡ ተፈታውን ተፈቃሪን ወይ ድማ ብኩሉ ዝፍቶ እንትኮን ናይ ስድራቤት ሓላፍነት እዩ። ወይ ናይ ስድራቤት ውፅኢት እዩ። ብግቡእ እተቀፂዐምዎ ብግቡእ እትተከናክነምዎ ብግቡእ እተዕብዮምዎ እቲ ህፃን ኣበ ማእከል ሕብረተሰብ ብፅቡቅ ይዓቢ ። ሓቀይ ዶ ከምኡ ድዩ?

እፅዋት ማለት መፀውዒ ናይ ተኽልታት እዩ፡፡ ብዙሓት ዓይነት እፅዋት ኣለው፡፡ እፅዋት ብብዙሕ ክምደቡ ይኽእሉ እዮም፡፡ ብመንፅር ጥቕሚ ብመንፅር ዕብየቶም ብመንፅር ዓይነቶም ክፈላለዩ ይኽእሉ እዮም፡፡ ብመንፅር ጥቕሞም ንሕክምና ንመድሓኒት ንምግብነት ዝውዕሉ ተባሂሎም ይምደቡ፡፡ ካሊእ ምደባ ናይ ተኽሊ ትፈልጡ ዶ?

ዕዳጋ ማለት ዓዳግን ሸዋጥን ዝራከብሉ ቦታታት እዩ። ቡዙሕ ሸቀጣት፣ ቡዙሓት ፋሽናት፣ ቡዙሓት ምግብታ፣ ቡዙሓት ፍራምረታትን ዝዉዕልሉ ቦታ ዕዳጋ ይብሃል። ቡዙሓት ዕዳጋታት ኣለዉ ። ዓበይቲ ዕዳጋታት፣ ኣናእሽቲ ዕዳጋታት ኣለዉ። በቢጣብይኡ፣ በቢቁሸቱ ኣብ ከባቢና ሕዚ ቡዙሕ ዕዳጋ ኣለዉ። ብጣዕሚ እየ ዝፈትዉ ዕዳጋ ትፈትዉ ዶ?

ምትዕድዳግ ማለት ሰባት አብ ሓደ ቦታ ተሪኪቦም ዝገብርዎ ናይ ገንዘብ ልውውጥ ማለት እዩ ። ማለት እቲ ዓዳጊ ቅርሺ ሒዙ እንትመፅእ ተሎ እቲ ሸያጢ ድማ ንብረት ወይ ዘለዎ ነገር ሒዙ ይመፅእ እዙይ ድማ ናይ ገንዘብ ልውውጥ ይካየድ። ካሊእ ትፈልጥዎ ናይ ገንዘብ ምትዕድዳግ ዘሎ ዶ?

ኣብዙ ሎሚ ግዜ ኣብ ትግራይና ብዘሎ ፖለቲካዊ ቕልውላው መንእሰያት ሰላም ሲእኖም ዓዶም ሓዲጎም ናብ ስደት የምርሑ ኣለው። ብፍላይ ከዓ ብዘይ ሕጋዊ ናብ ስዑዲ ዓረብ ዝግበር ዘሎ ስደት ኣደዳ ድራር ዓሳን ኣደዳ ሞትን ይኾን ኣሎ መንእሰይ መንግስትና ዓገብ ዘይባሃል እንታይ እዩ ኮይኑ? ኣብ ከባቢኩም ከ ዝስደድ መንእሰይ ኣሎ ዶ?

ኣነስ ባንዴራ ኢትዮጰያ ዋላ ከዚ ደስ እያ ትብለኒ ብጣዕሚ እየ ዝፈትዋ። ሕብራ ብጣዕሚ ደሚቅ እዩ። ካብኡ ኣብ ግዜ ቁልዕነተይ ይፈትዋ ስለ ዝኮንኩ ቁልዕነተይ እያ ተስታውሰኒ ንእስነቱ ዘይናፍቅ ሰብ የለን። ብጣዕሚ እየ ተስታውሰኒ ንእስነተይ እና ብጣዕሚ እየ ዝፈትዋ ።ንስኩም ከ ትፈትዋ ዶ ባንዴራ ኢትዮጵያ ታይ የድልየኩም ሕዚ?

ኣነስ ናይ ባዕልካ ስራሕ ደስ ይብለኒ። ካብ ቁፃር ኮይንካ ካብ ኣብ ሃፍታም ወይ ኣብ መንግስቲ ተቆፅርካ ትሰርሕ ናይ ባዕልካ ስራሕ ብጣዕሚ ደስ ይብለኒ። ብስዓትካ ኣቲካ ወፂካ በዚ እተይ ዝብለካ ዘየለ ናይ ባዕልካ ክትሰርሕ ከለካ ክንደይናይ ደስ ከምዝብል ኣስተውዕልኩም ትፈልጡ ዶ? ናይ መን ትፈትው ናይ ምንግስቲ ዶ ወይስ ናይ ባልኩም ስራሕ?

መጋየፂ ማለት ሓደ መግለፂ መንነት እዩ። ኣብ ሓደ ሕብረተሰብ ባህሉን መንነቱን ዘገልፀሉ ጎልሁን ደሚቁ ንክርኣየሉ ዝጥቀመሉ ዓይነት እዩ። ብዙሓት ሰባት መጋየፂ ይጥቀሙ እዮም ብፍላይ ደቂ ኣንስትዮ ብዙሓት ዓይነት ግዜ ዝጠለቦም ናይ ባህላዊን መጋየፂታት ይጥቀሙ ኣለው። ትፈልጥዎም ዓይነት መጋየፂ ይህሉ ዶ?

ትምህርቲ ሓደ ካብቶም ጠቐምትን ዋናን ኣገደስትን ዝበሃሉ ሓደ እዩ። ሓደ ሰብ ክመሃር ኣለዎ፣ ክፈልጥ ኣለዎ፣ ክመራመር ኣለዎ፣ ከምዚ ዝተምሃረ ዝተምሓረ ዝበሃል ንክመሓር ክመሃር ኣለዎ፣ ከመራመር ኣለዎ በሃላይ እየ። ንስኩም ከ ከመይ ከመሃር ኣለዎ ዶ ትብሉ ?

ኣብ ትግራይስ ተፈጥራዊ ከባቢታት ካብ ተፈጥራዊ ከባቢ ልባሃሉ መን ድዩ ደስ ዝብለኒ መሲሊኩም ራያ፣ ራያ ብጣዕሚየ ልፈቱ ደስ ልብል መሬት እንሆ እቶም ኣክራናት ብኣግራብ ዝተሸፈኑ እዮም፡፡ ማይ መሊኡዎም እዩ ብጣዕሚ ደስ ዝብል ሃፍታም ዓዲ ብጣዕሚየ ልፈትይ ንስኹም ከ ትፈዎዶ?

ኣብ ገዛና ዝተፈላለዩ ኣቁሑት ኣለው፤ ዝተፈላለዩ ዓይነት ስራሕቲ ንመሳለጢ ንጥቀመሎም። ንኣብነት ካፈር መቆፀሪ እክሊ ፣ጭረት መትሐዚ እክሊ ፣እንቃዓ መሰፈሪ እክሊ ፣ሸንበር መስፈሪ እክሊ ካልኦት እውን ኣለው። ኣብ ገዛኩም ከ እንታይ ዓይነት ኣቁሑት ኣለው?

ቻይናውያን ብጥበብ ኪነ ህንፃ ስራሕ'ቲ ኣርቲተክቸርን ብጣዕሚ ዓብላላይ ደረጃ ዝበፅሑ ህዝብታት እዮም ብጣዕሚ ንቁሓትን ደስ ዝብል ኣሰራርሓ ገዛን ዝሰርሑ ብፍላይ ከዓ ኣብ ኣክራናት ኣብ እግሪ ግድሚ ዝሰርሕዎ ገዛዉቲ ዝተሃነፁ እዮም ካልኦት ትፈልጥዎም ስራሕ'ቲ ህንፃ ኣለዉ ዶ?

አብ ዓድና ፖለቲከኛ ንምኳን ትምህርቲ ወይ ፍልጠት አየድልየካን እዩ ወይ ውሽጣዊ ብቅዓት ኣየድልየካን፣ እንታይ የድልየካ ካብ ፖለቲከኛታት ምዉላድ ወይ ከዓ ናይ ምንጋር ክእለት ተልዪካ ልዕሊ ኩሉ ፖለቲከኛ ኢኻ እዚ ግን ንምንታይ ኮይኑ ንምንታይ ብፍልጠት ዝይኾነ?

ኣሕምልትን ፍራምረን ውፅኢታት ሕርሻ እዩ፡፡ ሕርሻ ብሞስኖ ኣቢሉ ህዝብና ዘልምዖ ምህርትታት እዮም፡፡ ኣብ ከባቢና ቡዙሓት ብሞስኖ ዝመሓደሩ ሰባት ኣሕምልትን ፍራምረን የምርቱ እዮም፡፡ ካብ ዘምርትዎም ከብሎ፣ ሽጉርቲ። ኣብ ከባቢኩም እንታይ ብመስኖ ዝምረቱ እንታይ ኣለዉ?

ሚድያ ኣብዚ ሎሚ ግዜ ኣብ ባህላዊን ፖለቲካዊን ኢኮኖሚያዊን ፅዕንቶ እንናሕደረ ዝርከብ መርበብ ሓበሬታ እዩ፡፡ ብፍላይ ኣብ ዘይተማህረ ማሕበረ ሰብ ብጣዕሚ ናይ ሓሶት ሓበሬታት ምዝረጋሕ ምስኣን ሰላም ማሕበራዊ ቁሉውላው እናስዐበ ይርከብ፡፡ እስኪ እትፈለጠዎ ማሕበራዊ ሚድያታት እስቲ ዘርዝሩ?

ኣብ ከባቢና ካብ ዝክበር ሃይማኖታዊ በዓላት ሓደ ኣያናቅላ እዩ፡፡ ኣብ ኣያናቅላ እዋን ፋሲጋ ዝክበር ኮይኑ መንእሰይ ሽሉም በትሪ ብሓደ ገፁ ብሓዊ ዝሓረረ ብሓደ ገፁ ዘይሓረረ ሒዞም ብሓደ ተኣኪቦም እናደረፉን እናተፃወቱን ዘሕልፍዎ ጥዑም ግዜ እዩ፡፡ ኣብ ከባቢኩም ሃይማኖታዊ በዓል ኣለዉ ዶ?

ጥበብ ማለት ንደቂ ሰባት ብተፈጥሮ ካብ ዝተዋሃቦም ፀጋ ንሓደ ነገር ብጥበብ ንኽሰርሑ ቡዙሓት ዓይነት ባህላዊ ጥበባት ኣለው፡፡ ማለት ካብ ወለዲ ናብ ወለዲ እንዳተማሓላለፈ ዝመፁ፡፡ ንኣብነት ምብላሕ ማሕረሻ፣ ምቕጥቃጥ ማሕረሻ በላሕቲ ነገራት ሓፂን መፂን ምስራሕ ሓደ ኣካል ጥበብ እዩ፡፡ ካሊእ እትፈልጥዎ ጥበብ ኣሎ ዶ?

መሰረተ ልምዓት ማለት ካብ ዜጋታት ዝተኣከበ ገንዘብ ዝስርሑ ልምዓታት እዮም። ንደቂ ሰባት ወይ ድማ ንዜጋታት ድማ ይጠቅሙ። ንአብነት ማይ፣ መብራህቲ፣ መስተ ማይ፣ ሓይሊ ኢለክትሪክ እዚኦም ብምልኦም መሰረተ ልምዓት ይበሃሉ። ካብ ዜጋታት ብመልክዕ ግብሪ እዮም ዝእከቡ። ግብሪ ምኽፋል ትኽክለኛ እዩ ዶ ትብሉ?

ኣብ ከባቢና ገረብ ጫብ ዝበሃል ፉሉይ መዝናኛ ብተፈጥሮ ዝተዓደለ ፈሳሲ ማይ ዘለዎ ብፍላይ ከዓ ክረምቲ ፈሳሲ ማይ ዝበዝሕ

ካብ ስራሓቲ ሕርሻን ግብርናን ጎሊሁ ዝረአ ሓደ ማሕረስ እዩ። ማሕረስ ማለት መሬት ምልስላስ፣ ንክዝራእ ወይ ክትዘርእ ከለኻ በብዑር ገርካ ዝሕረስ መሬት እዩ። ብዙሓት ዓይነት ኣተሓራርሳ ሜላ ኣለው። ንኣብነት ንቑልቁል ምሕራስ ፣ንጋድም ምሕራስ ዝባሃሉ ወዘተ... ኣብ ከባቢኹም ከ እንታይ ዓይነት ኣታሓራርሳ ሜላ ኣሎ?

ብሰንኪ ስእነት ሰላም ብሰንኪ ፖለቲካዊ ዘይምርግጋእን ሰባት ብፍላይ ከዓ መንእሰያት ዓድና ተስፋ ቆሪፆም ካብ ዝተወለድሉ ዓዶም ሓዲጎም ናብ ስደት የምርሑ ኣለው፡፡ ኣብ ስደት ድማ ኣደዳ ጥይት ኣደዳ ፀላኢ ይኾኑ ኣለው፡፡ ብጣዕሚ ዘሕዝን እዩ፡፡ እዚ ድማ መፍትሒ ኣለዎ ትብሉ ዶ?

ደቂ ዓበይቲ ብቖልዕኹም ምህሮ ቀሺ ተማሂርኩም ዶ? ናይ መንፈሳዊ ትምህርቲ ትምርኩም ዶ? ኣነ እስካዕ ፀሎተ ሃይማኖት በፂሒ ነይረ። ብጣዕሚ ደስ ልብል ኣቦ ጊዳ ሃሊፍና። ፀሎተ ማርያም፣ ፀሎተ ሃይማኖት ኣብ ውዳሴ መልኣክ በፂሕና ነይርና ንስኩም ከ ተማሂርኩም ዶ? ኣብ ምንታይ ኸ በፂሕኩም? እንድሕር ተማሂርኩም?

ማሽናት ጉልበት ሰባትን ግዜን ናይ ሰባትን ዉን ብምቁጣብ ዝተሰርሑ መሳርሕታት እዮም። ዝተፈላለዩ ከበድቲ ዕዮታት ናይ ደቂ ሰባት ንምቅላል ንጥቀመሎም መሳርሕታት ማሽናት ይብሃሉ። ቡዙሓት ዓይነታት ማሽናት ኣለዉ ።ብቀሊሉ እንተሪእናካ ኩሉ ግዜ ንጥቀመሎም ፋብሪካ ሳሙና። ኣብ ከባቢኩም ከ እንታይ ክህሉ ይክእል?

ባህላዊ ሕክምና ዋላ ኳ ብሳይነስ ኣይረጋገፆ እምበር ዘድሕኑ ከም ዘለው ይርእን ይኣምንን እ። ኣነ ንኣብነት:- ናይ ተመን፡ ተመን ተነኪስካ ካብ ዘመናዊ ብባህላዊ ከም ትድሕን ይርእን ኣሚነን እየ ብዙሓት ዝደሓኑ ሰባት ይፈልጥ እየ። ንስኹም ከ ኣየን ትኣምኑ ?

ብተመንያ ዝሰንበደ ብልሕፂ ይድሃል ክምዝባሃል ረእኩምዎ ኣሕዋት ኣነ ተመን ኣድንጊፅኒ ሕዚ ተውሻሕ ብዝበለ ቁፅሪ ይፈርሕ ኣሎኩ። ሳዕሪ የድንግፀኒ ኣሎ ብቀዳማይ ተመን ረግፀልኩሙስ በቓ ሕዚ ኩሉ የድንግፀኒ ኣሎ ከመይ እንህ ሕዚ ቡሱሩ ተመን ኣነ ብጣዓሚ እዩ ዝፍርሐኒ። ተመን ትፈርሑ ዶ?

ኣነ ኣልኮላዊ ትሕዝቶ ዘለዎም መስተታት ከም መዘናግዒ ወይ ምስ ማሓዛ መፃወቲ ይጥቀመሎም። ብ ንእሽቶይ መልክዑ ተጠቃሚ እየ። ኣልኮል ካብ ኣልኮልነት ድማ ቢራ እየ ልሰቲ ወይ ድራፍት። ቢራ ኻዓ ካስትል፣ ቅዱስ ጅወርግስ እየ ልፈትይ። ብጣዓሚ እዩ ልምችየኒ። ንስኻትኩም ከ እስቲ ካብ ትሰትይዎ ዓይነታት ቢራ እስቲ ዘርዝሩ?

ካርታዊ አቀማምጣ ናይ ትግራይስ ብጣዕሚ እዩ ዘግርም፤ እቶም ሰንሰለታዊ እምባታት ብጣዕሚ እዮም ዝገርሙ ግን ትዘሕዝነካ ነገር መብዛሕትኦም አክራናትስ ዕሩቋት እዮም፡፡ ብጣዕሚ ዝዓረቁሉ እዮም ኩነት ድዩ ናይ ዂናት አይተረድአኒን ብጣዕሚ እዮም ደስ ዝብሉኒ። ግን ደስ ይብልኩም ዶ?

ኣርማ ማለት ሓደ ነገር ምስ ምስያም ዝወሃብ ምልክት እዩ። ብዙሓት ዓይነት ኣርማታት ክህልው ይክእሉ እዮም። ንኣብነት ብዓለም ለኸ ካብ ዝፍለጡ ኣርማታት ሓደ ናይ ንግዲ ትካላት ማለት ካብ ዝኾኑ ናይ ኮካ ኮላን ፣ናይ ናይክ ጫማን ኣለው። ካልኦት እውን ኣለው ንኣብነት ርግቢት ናይ ሰላም ምልክት። ካልኦት እትፈልጥዎም ኣለው ዶ?

ትምህርቲ ማለት ጉዕዞ ናይ ፍልጠት ማለት እዩ ትምህርቲ ስሩዕን ዘይሱሩዕን እንትኸውን ስሩዕ ማለት ኣብ ብት ትምህርቲ ዝርከብ እንትኸውን ዘይስሩዕ ማለት ድማ ካብ ቤተሰብ ዝርከብ እዩ ።

ካብ መሰረታዊ ግልጋሎት ዝበሃሉ ሓደ መንግስቲ ካብ ዘቕርቦም ግልጋሎታት ግልጋሎት መብራህቲ እዩ፡፡ ኣብ ዓድና ግልጋሎት መብራህቲ ብጣዕሚ ትሑት እዩ፡፡ ማለት ካብ እትበርሀሉ እትጠፍኣሉ ወይ ዘይትርከበሉ ይበዝሕ ንምንታይ ኸ ከምዚይ ኮይኑ ግን ?መፍትሒ ከ መን እዩ ከቕርብ ዝኽእል?

እንስሳታት ኣብ ብዙሓት ክንምድቦም ንኸእል ኢና ንኣብነት እንስሳ ዘቤትን እንስሳ ዘቤትን ተስሓብትን ዘጎምትን ማያውን ኣብ መሬት ዝነብሩን እንሳት ኢልና ክንምድቦም ንኸእል፡፡ ዓበይትን ኣናእሽትን ኢልና ክንምድቦም ንኸእል፡፡ ንስኹም ከ ካሊእ እትፈልጥዎም ምደበኦም ኣሎዶ?

ዝተፈላለዩ መሳርሕታት ኣለዉ፡፡ ካብቶም መሳርሕታት ዝተፈላለየ ዓይነት ስራሕ ንምስራሕ ንጥቀመሎም፡፡ ንኣብነት መሳርሕታት ኲናት፡፡ መሳርሕታት ኲናት ማለት ናይ ሓንቲ ሃገር ፀጥታ ንምኽባር እና ካብ ፀላኢ ንምክልኻል ንጥቀመሉ፡፡ ዝተፈላለዩ ዓይነት ቀለልትን ከበድትን መሳርሕታት ኲናት ኣለዉ፡፡ ትፈልጥዎም እንተልዮም ዘርዝሩ፡፡

ትካላት ግልጋሎቶምን ምህርቶምን ንምፍላጥ ዝተፈላለዩ ዓይነታት ስራሕቲ ይሰርሑ እዮም፡፡ ካብ ዝሰርሕዎም ስራሕቲ ነፃ ግልጋሎት ምሃብ ንኣብነት-ሕክምና ሓዱሽ ናይ ግሊ ሓኺም እንተኸፊቱ ንህዝብታቱ ንከፋልጥ ብነፃ ናይ ሕክምና ንዝተወሰነ መዓልቲ ክህብ ይኽእል እዩ፡፡ ካሊእ ታይ ክገብሩ ይኽእሉ?

ሙዚቃ ባህላውን ዘመናውን ተባሂሉ ይፍለጥ፡፡ ባህላዊ ማለት ካብ ወለዶ ናብ ወለዶ ብስነ ቃል እናተመሓላለፈ ዝኸደ ከም መሳለጢ ስራሕ፣ ከም መዘናግዒ፣ ከም ዝና ዝጥቀምሉ ዝነበሩ ወለድና እዩ፡፡ ብዙሓት ዓይነታት ባህላዊ ሙዚቃታት ኣለዉ፡፡ ለኣብነት ኣብ መርዓ ዝድረፍ፣ ኣብ ወፈራ ዝድረፍ ደርፍታት ኣሎ፡፡ እስኪ ካብ ትፈልጥዎም ዓይነታት ሙዚቃ ዘርዝሩለይ፡፡

ኣርማ ማለት ምልክት እዩ ስያሜ ናይ ሓደ ነገር እዩ። ሓደ ነገር ካብ ብስም ብምፅዋዕ ብኣርሙ ንክነለልዩ ንጥቀመሉ እዩ። ብዙሓት ዓይነታት ኣርማታት ኣለው። ብዓለም ለኸ ዝረዳደአሎም ዓለም ለኻዊ ኣርማታት ኣለው። ንኣብነት ናይ ሰላም ምልክት ርግቢት እዩ ካሊእ ዓይነት ኣርማ ኸ ኣሎ ዶ?

ኣብ ከባቢና ብዙሓት ዓይነታት መንበሪ ገዛ ኣለዉ፡፡ እቶም መንበሪ ገዛታት ብዓይነቶምን ብቕርፆምን ዝተፈላለዩ እዮም፡፡ ንኣብነት ኣብ ከባቢ እንድርታ ዝፍለጡ ዓይነታት ገዛ ህድሞ፣ ሰቐላ፣ ክቢ ህድሞ ዝበሃሉ ወዘተ ካልኦት ዝበሃሉ እንተሃለዉ ኣብ ከባቢኹም ከ ታይ ኣለዉ?

ኣነ ባህላዊ ሕክምና ተሓኪመ ኣየፈልጥን ኣብ ቀረባ ግዘ ዑፍ ሽዋ ትበሃል ሓማም ሓሚመ ነይረ ናይ ዑፍ ሽዋ መድሓኒት ድማ ካብ ባህለዊ ሓኪም ከይደ ሱራሱር ሂቡኒ ብጣዕሚ እዩ ሓያል እቲ መድሓኒት ንዓቐብ እዩ ዘብል ብፀባ እዩ ዝስተ ያው ብጣዕሚ ጎዲኡኒ እዩ ። ሕዚ ኣነ ባህላዊ መደሓኒት ንክትወስዱ ኣይመክርን ንስኩም ከ ትወስድዎ ባሀላዊ መድሓኒት ይህሉ ዶ?

ኣንስቢት ምግዊሲ ካው ብዙኃት ኣብሓዲ ኤለ ዘውትር ወሓደ ጊዜ እንተፈሊጠዮ በቐታ ፈሊጠ ዮት ታምግየት ነዉኡ የጥራሕልኸት ነዉ የልመላስ ኻሊለ ለይመስኒ ተለይ መቕለተ መጺአን ሓንቲ ልፈልናጥዕሚ ምግባለ ሠራርሓብጥዓም ጐወዝያ ናዉ ኸሊእ ኽደይ መጸኒ በቀ መቕለተ መጺላኡ የልኽድ ሶምኸ ደቃዓ ቤት ኣብሓንት ልተ ዘውትሮ ኣብዙ?

ሃይማኖት ማለት ስርዓት ኣምልኾ ማለት እዩ፡፡ ሰባት ብሓባር ኮይኖም ንሓደ ዓይነት እምነት ሓደ ዓይነት ኣምላኽ ኣለና ኢሎም ንዘምልኽዎ ንዝገበርዎ ፀሎትን ውዳሰን ሃይማኖት ይበሃል፡፡ ብዙሓት ሃይማኖታት ኣለዉ፡፡ ካብኣቶም ሓደ ኦርቶዶክስ እዩ፡፡ ንስኹም ትፈልጥዎ እንታይ ዓይነት ሃይማኖት ክህሊ ይኽእል?

ጋዜጣ ንደቂ ንሰባት ከም ፍልፍል ፍልጠት እዩ ብፍላይ ኣብ 90 ታት ሰባት ሓበሬታ ወይ ፍልጠት ንምርካብ ጋዜጣ የንብቡ ነይሮም ብምክንያት ቴክኖሎጂ ምተእትታው ሎሚ ጋዜጣ ዋግኡን ኣንባብነቱን ሰባት እናቀነሰ ይኸድ ኣሎ። ንስኩም ከ ተንብቡ ዶ ኔርኩም?

ካብ ዓይነታት ተሽከረከርቲ ሓንቲ አውቶብስ እያ ወይድማ ብናይ ዓድና ኣበሃህላ ብናይ ዓድና ኣፀዋውዓ ካቻበለ እናተበሃለት ትፅዋዕ። ካቻበለ ብዙሓት ሰባት ክትሕዝ ትክእልን ሰፊሕ መቐመጢ ዘለዋን ዓይነት መጓዓዝያ እያ ። ካልኦት ብዙሓት ዓይነት መጓዓዓዝያ ኣሎ እስቲ ዘረዝሩ?

ተፈለጥቲ ሰባት ማለት ብፍሉይ ካብ ሞንጎ ሰባት ተፈልዮም ፍሉይ ዝና ዘለዎም ወይ ፍሉይ አፍልጦ ዘለዎም ሰባት እዮም። ንዓለም ድማ ፍሉይ አበርክቶ ዝገብሩ እዮም። ንአብነት ዓለም ለኸ ካብ ዝፍለጡ ሰባት ፍሉጣት ሰባት አልበርት አንስታይን አይዛክ ኒውቶን ወዘተ ዝበሃሉ አለዉ። ካልአት ትፈልጥዎም አለዉ ዶ?

አነስ ካብ ጋዜጣታትን መፅሄታትን ግርም ትብለኒ ብፍሉይ ዘስታውሳሲ ብወይን ጋዜጣ ወይን ዝብተን ዝነበረ አብኡ ዝነበረ ካብ ገፅ ክንዲዚ ዝዞረ ዝብል ካብኡለ ንጥፎኛ ዝብል ዝነበረት ብጣዕሚ እዩን ዝዝከራኒ፡፡ ናይ ቁልዕነት ንስኩም ኸ ትዝክርዎ እኒሀ ዶ?

መፅሓፍትን ጋዜጣታትን ንሰባት ብቀሊሉ ሓበሬታን ፍልጠትን ንኽረኽቡ ዝዝርግሑ ውፅኢታት ሕትመት እዮም። ቡዙሓት ዓይነታት ሕትመት አለው። መፅሓፍቲ ፣ ጋዜጣ፣ መፅሓፍቲ እስቲ ትፈልጥዎም ዓይነታት መፅሓፍቲ ወይ መፅሄት ዝተመቸየኹም እርእስቲ መፅሓፍቲ እስቲ ጥቀሱለይ።

ኣብ ዓድና ብሕርሻን ግብርናን ብዙሕ እኳ ንተተረከበ ይኩን እምር ከምቲ ዝድለ ፍሉይ ኣትኩረት ኣይተዋሃቦን ።ከም ኣብነት ሕርሻ ፀባን ውፅኢት ፀባን እንቋቆሖ ዝመሰሉ ካብ ፍርያት ሕርሻ እዩ። ይኩን እምበር ንሓረስታይ ምንም ሓገዝ ይኩን ቆላሕታ ኣይተገበረሉን ዘሎ ።ንምታይ እዩ?

ዜና ማለት ሰባት ካብ ዝተፈላለዩ ማእኸላት ዝረክብዎ ሓዱሽ ሓበሬታ ወይድማ ሓዱሽ ፍፃመ ማለት እዩ ። ዜና ብብዙሕ ነገር ክንሰምዕ ክነንብብ ንኽእል ኢና ።ንኣብነት ብጋዜጣ ክወፅእ ይኽእል ብሬድዮ ክወፅእ ይኽእል ብምርኣይ ምስሊ ክወፅእ ይኽእል ብካልኦት እውን ክወፅእ ይኽእል እዩ ።ኣብነት እስቲ ጥቀሱለይ?

ምግብታት ብመንፅር ንሰዉነትና ዝህብዎ ጥቅሚ ኣብ ሰለስተ ይምደቡ ።ንሳቶም ድማ:- ሕማማት ተከላከልቲ ፣ ጉልበት ወሃብቲን ሃነፅቲ ምግብታት ይበሃሉ ንኣብነት ካብ ጉልበት ወሃብቲ ምግብታት ሕምበሻ ስርናይ ውፅኢት ስርናይን ወHተ ኣብነት ቅድሚት ተጠቀስቲ እዮም። ካልኦት ኸ ታይ ትፈልጡ ንስኹም ?

እንስሳት፡- እንስሳ ዘገዳምን እንስሳ ዘቤትን ተዋሂሎም ኣብ ክልተ ይኽፈሉ፡፡ እንስሳ ዘቤት ማለት ምስ ደቂ ሰባት ተላሚዶም ምስ ሰባት ዝነብሩ እዮም፡፡ እንስሳ ዘገዳም ድማ ኣብ በረኻ ካብ ሰባት ሪሒቖም ዝነብሩ እዮም፡፡ እንስሳ ዘቤት ኲልና ንፈልጦም ኢና፡፡ እንስሳ ዘገዳም ግን ከም እሊ ኣምበሳ፣ ነብሪ ፣ብኳርያ ወዘተ ኻልኦትን ኣለዉ፡፡ እስቲ ትፈልጥዎም እንተልዮም ዝርዝሩ?

ኣነ ካብ ገጠር ልመጻኹ ድ ድኅርሻ ን ዲዓበ ኣብኡ ወፍት ክባይዕጽዋይ ጠርነት ብልኾነት ትምህርቲ ምስ ተዋረጸሢ ላኡ ላፍትኅርሻ ኸይደ ናብ ገጠር ማለቲ ምስ ወለት ይንሓረስኮይ ኣኅሊፈይኽጥዕሚ ደስብል ጊዜ ኣኅሊፈ ሶምክ ሃመይ ኣኅሊፍ ኹም ነይርሁን ክባዕጽ ይምንተ ይኅሊፍኹም?

ሕርሻ ማለት ኣካል መናዋ ኣውሮ ደቕ ሰባ እቲ ብፍላይኻብለይ መዕበሪ ኣገራት ከምለ ኣፍሪካ ዝሠርሑ ኦም ሥራሕት ሕርሻ ኣይብሃሉ ሕርሻ ሎሚ ዘመናዊነት ናታታትወብ ዘመናዊ መልክሒኑ በርቃደም ብብዕራይ ኢ ነይይሩ ውኑ ሕዝዉን ኣለ ብብዕራይ ዶ ዘመናዊዶ ብህላውቶ መፁ ኣየናይት ትመርፁ ደቂ ዓብይቲ?